ኣብዚ ሕዚ እዋን ዝተፈላለዩ ዓይነት ተሽከርከርቲ ኣለዉ፡፡ ካብኣቶም ሓደ ዝኾነ እዚ ኣብዚ ምስሊ ንሪኦ ዘለና እንታይ ዓይነት ተሽከርካሪ ይበሃል?

ወድሰብ ጉዕዞ ሂወቱ ቀሊል ንምግባር ዝተፈላለዩ ዘመናዊ መጓዓዝያ ይጥቀም። ካብኣቶም ሓደ ዝኾነ እዚ ኣብ ምስሊ ትርእይዎ ዘለኩም መጓዓዚ ሹሙ እንታይ ይበሃል?

ደቂ ሰባት ንግዜ ኣሰልጦ ይኩን ንምቸቶም ተባሂሎን ዝተፈላለዩ ዘመናዊ መጓዓዝያታት ኣለዉ፡፡ ካብኣቶመ ሓደ ዝኮነ እዚ ኣብ ምስሊ እንሪኦ ዘለና ሽሙ እንታይ ይባሃል?

ሥራሕቲ ጣውላታት ኣብ መንበሪ ገዛ ይኹኑ ኣብ ቢሮ ዝተፈላለዩ ጥቕሚ ዝሁና እንተኾኑ ሥራሕቲ ጣውላታት ኣብ ገዛ ካብ ዝሁና ጥቕምታት ሓደ ከም መቐመጢ ኽዳውንቲ መቐመጢ ጫማ መቐመጢ ዝተፈላለዩ ወረቐታትን ዝተፈላለይ ኣቝሕታትን ይጠቕመና።

ኮሚደረ ኣብ ወዲ ሰብጥዐና ዝተፈላለየ ጥቅሚ ዘለዉ እንተኾን ኮሚደረ ኣብ ኢትዮጴያ ብዓብዛሓ ንጸብሒ መሥርሕን ንጥቀመል እንቲኸውን ንኣብነት ብኾሚደረ ዝሥርኁ ጸብሒ ከም ስልሲ ካውሎን ዝተፈላለዩን እዮም።

ደቂኣንስትዮ ንኽጽብቓን ቖርበተ ንኽልስልስን ጡሽ ዝኣቶው ኣንተኾና ጥሽ ኣብ ኢቲጴያ ኣብ ካባብራያ ብወዝሀት ዝዝውተር እዩ::

እዚ ኣብ ምስሊ እትርኢዎ ዘለኩም ካብዞም ባህላዊ ምግቢታት ትግራይ ሓደ እንትኸውን፣ ሽሙ መን ይበሃል? ኣበየናይ ከባቢ ይፍለጥ?

መስተታት ኣብ ክልተ ን ትምቀሉ ልስሉስ መስተን ኣልኮላዊ መስተን ተብሂሎም ይፍለጡ ኣብ ኣልኮላዊ መስተ መብዛሕቲ ጊዜ ዕድሚኦም ዓሠርተ ሸሞንተ ልዕሊኡን ዝኾኑ ዝጥቀሙ ዓይነት መስተ እዩ።

ኣብ ዓለምና ይኩን ኣብ ዓድና ኢትዮጵያ ዝተፈላለዩ ናይ ገዛን ናይ በረካን እንስሳት ዘለዉ እንትኾኑ ካብኣቶም ሓደ ዝኮነ እዚ ኣብ ምስሊ እትሪእዎ ዘለኹም እንስሳ ሽሙ እንታይ ይባሃል?

ማኅበራዊ ሚዲያታት ኣብዝሐ ዝእዋን ዝተፈላለዩ ቐልድን ቁም ነገርን ዝመሓላልፈሎም እንተኾኑ ካብቶም ማኅበራዊ ሚዲያታት ተብሂሎም ዝፍለጡ ንኣብነት ከም ፌስቡኽ ኢንስታግራም ይትብን ካልኦቱን ዝኃዙ እዮም::

ብሰንኪ ምልውዋጥ መንግስትታት ዝተፈላለዩ ቀዳማዊታት እመቤታት ዝነበራ እንትኮና ካብኣተን ሓንቲ ነበር ቀዳማዊት ኣዜብ መስፍን በዓልቲ ገዝኡ ንመን እያ ?

ናይ ዝተፈላለየ ዓዲ ነፈርቲ መጓዓዝያ ነናይ ባዕለን መፍለዪ ኣርማ ዘለወን እንትኾን መፍለይ ኣርማ ቆፃል፣ በጫ፣ ቀይሕ ሕብሪ ዘለዋ ናይ መን ዓዲ ነፋሪት እያ?

ቡን ኣብ ዓለም ይኹነ ኣብ ኢቲጴያ ብዙኃት ተጠቀምቲ ዘለዎ እንትኾን ኣብ ኢቲጴያ ብዙኅ ጊዜ ቡን ንምፍላሕ ከም ጀመና ፋሓም ፈርኔሎ ተወሰኽትን ኣያቝሑት ቡና ዘድልና እዮም።

መዝናነይ ቦታታት ንወዲ ሰብ ፅቡቅ ዝኮነ ናይ ዓይኒ ዕግበት ዝህቡ እንትኮኑ እዚ እንሪኦ ዘለና መዝናነይ ቦታ ኣብ ኢትዮጵያ ኣበየናይ ክልል ዝርከብ እዩ?

ሕብረተሰብና ዝተፈላለዩ ነናይ ባዕሎም ባህላዊ ትልሂታት ዘለዎም እንትኾኑ እዞም ቆፅለዋይ ክዳን ተኸዲኖም ኣብ ኢዶም በትሪ ዝሓዙ እንታይ ዓይነት ባህላዊ ትልሂት እዮም ዘርእዩ ዘለዉ፡፡

ኣብ ኢቲጴያ ዝበዝኅ ሕዝቢ ብኅርሻ ዝመኃደር እንትኸውል ብዙኅ ጊዜ ብባህላዊ መሕረሲ መሣርሕ ዝጥቀም እዩ እቶም ባህላዊ መሣርሕታትካዓ ከ ዕርፍን መሣርዑን ይበሃሉ።

ኣብ ኢትዮጴያ ዝተፈላለይ እንስሳታት ዘለዉ እንተኾኑ ካብኣቶም ሓደ ብሳይነሳዊ መጽንዕቲ ወዲ ሰብ ካብዚ እትርእይዎ ዘለኹም ዝመፀ እዩ ተብሂሉ ዝእመን እንተኸውን፣ እዚ ዓይነት እንስሳ ሽሙ እንታይ ይበሃል?

ካብ ጊዜ ናብ ጊዜ እናተቐየሩ ይኾኑ ናተመሓዮሽ ዝመጹ ዓይነት ክዳውንትታት ፋሽን ወይ ከዓ ዘመናዊ እንትበሃሉ ብዙሕ ጊዜ ብኽባር ዋጋ ዝሽየጡ እዮም።

ደቂ ሰባት ፀቢቆም ንክረእዩ ዝተፈላለዩ ዓይነት መጋየፂ ይጥቀሙ እዩም፡፡ ካብአቶም ሓደ ዝኾነ እዚ አብ ምስሊ እንሪኦ ዘለና መጋየፂ አበየናይ ከባቢ ይጥቀሙሉ?

ወዲ ሰብ ዝተፈላለዩ ዝብላዕ ንምስራሕ ዝተፈላለዩ ኣቑሑት ይጥቀም፡፡ ካብኣቶም ሓደ ዝኾነ እዚ ኣብ ምስሊ ትሪእዎ ዘለኹም ኣቕሓ ሽሙ እንታይ ይበሃል?

ድስቲ ኣብ ገዛ ኻብ ዘርከቦ ኣቝሑታት ሓደ እዩ ድስቲ ንስተፈላለዩ ግልጋሎት ዝህበና እንትኸውን ንኣብነት ከም ጸብሕ መሥርኂ ማይ ማውዐይ ዝጠቕመና እዩ::

ደቂ ሰባት ካብ ግዜ ናብ ግዜ ዝተመሓየሸ ዘመናዊ ክዳን ይጥቀሙ እዮም፡፡ ካብኣቶም ሓደ ዝኮነ እዚ ኣብ ምስሊ እንሪኦ ዘለና ዘመናዊ ክዳን ናይ ኣየናይ ፆታ ዝገልፅ ዘመናዊ ክዳን እዩ?

ኣብ ዓበይቲ ድኳናት ዝተፈላለይ ኣቝሑት ዝሽየጡ እንተኾኑ ንኣብነት ከም ናይ ጸጕሪ መሕጸቤ፣ ናይ ቆርበት መለስለሲ፣ ናይ ጨጕሪ ይቕብኣትን ዝተፈላለዩ ዝሽየጡ እዮም።

ኣብ ኢትዮጵያ ዝተፈላለዩ ታሪካዊን ተፈጥራኣዊ ቦታታት ዘለዋ እንትኮኑ ካብኣቶ ሓደ ዝኮነ ኣዚ ኣብ ምስሊ እትሪእዎ ዘለኹም ታሪካዊ ቦታ ኣበየናይ ከባቢ ይርከብ?

መጋይፂ ኣብ ዝተፈላለይ በዓላት ነቲ ኻባቢ ጸቢዑን ምኽንርእኦ ዝገብሩና እዮም። ንጥቀመሎም ባዕላት ከዓ ከም መዓልቲ ይውልደት ዕለተ መርዓ ብስተፈላለዩን እዮም።

ጽሕፈት መሣርሕታት ኣብ ንጽሕፈሎም ጊዜያት ዝጠቅሙና እንተኾኑ ናይ ጽሕፈት መሣርሕታት ኣብሂሎም ካብ ዝፈለጡ ከም ዕርሳስ ሻርኮልን ተጠቀስቲ እዮም።

ካብ ዘመናዊ መጓዓዝታት እቲ ሓደ ዝኾነ ዘመናዊ ተሽከርካሪ መጉዓዚ እንትኸውን ንዝተፈላለዩ ፅዕነት ጉዕዞ እንጥቀመሉ ዝመናዊ ተሽከርካሪ እንታይ ይበሃል ?

ወዲ ሰብ ዝተፈላለዩ ንግዳዊ ምትዕድዳግ ዝሰርሕ እትንከውን ካብኣቶም ሓደ ዝኮነ እዚ ኣብ ምስሊ እትሪእዎ ዘለኩም ንግዳዊ ምትዕድዳግ እንታይ ዓይነት ንግዳዊ ምትዕድዳግ እዩ?

ደቂ ሰባት ቆርበቶም ልስሉስ ንክከውን ዝተፈላለዩ ነገራት ይጥቀሙ እዮም፡፡ ካብኣቶም ሓደ ዝኮነ እዚ ኣብ ምስሊ እትሪእዎ ዘለኩም መለስለሲ ቆርበት እንታይ ይባሃል?

አብ ዓድና ኢትጲያ ከምኡ እውን አብ ዓድና ትግራይ ዝተፈላለዩ መግለፂ እምነት አለውና፡፡ ካብአቶም ሓደ ዝኾነ እዚ አብ ምሰሊ እንሪኦ ዘለና መግለፂ እንታይ ዓይነት ሃይማኖት እዩ?

ደቂ ሰባት ካብ ሕሉፍ ዝነበሮም ዝሐሸ ፍልጠት ንክሕዙ ዝተፈላለዩ ነገራት ይርእዩ እዮም? ካብኣቶም ሓደ ዝኮነ እዚ ኣብ ምስሊ እትሪእይዎ ዘለኩም እንታይ ይበሃል?

መጋየፂ ኣብ ናይ በይንኻ ኽብረ ብዓል ይኹን ኣብ ናይ ሓበራዊ ክብረ ብዓል ንኣብነት ከም መዓልቲ ውልደት ናይ መርዓ ናይ ክርስትናን ስተፈላለዩ ኽብረ ባዓላት እንተኸባብ ጸቢቖም ኖሆን ርእኦም ዝገብሩና መጋየፂ እዮም::

ደቂ ሰባት ዝብላዕ ንምስራሕ ዝተፈላለዩ ዓይነት ኣትክልቲን ኣሕምልትን ይጥቀሙ እየም። ካብኣቶም ሓደ ዝኾነ እዚ ኣብ ምስሊ እንሪኦ ዘለና ዓይነት ኣትክልትን ኣሕምልትን እንታይ ይባሃል?

ደቂ ሰባት ምስ ሕምባሻ ይኩን ጥርሑ ዝተፈላለዩ ነገራት ዝበልዑ እንትኾኑ፤ ካብአቶም ሓደ ዝኮነ እዚ አብ ምስሊ እትሪኢዎ ዘለኩም ሽሞም እንታይ ይበሃሉ?

ደቂ እንስትዬ ጸቢቀን ንኽርእያ ዝተፈላለ ዓይነት ጨውጕሩ ሥርኃ እንተኾና ኣብ ኢቴጴያ ኻብ ዘርካባ ዓይነት ጨውጕሪ ኣሠራርኃ ዝኾን እዝ ትርእጐ ዘለኹም ናይ ዓፋር ካባቢ እዩ።

ኣብ ናይ ምግቢ ስራሕ እንትንሰርሕ ብዝተፈላለይ ኣቝሑት ንጥቀምን ትኸውን ካብኣቶም ሓደ ዝኾነ ማንካ ከም መሕበርን መብልዕን ይጠቕመና።

ደቂ ሰባት ዝሓሸ ሂወት ንምንባር ዝተፈላለዩ መሰረተ ልምዓት ይስርሑ እዩም። ካብኣቶም ሓደ ዝኾነ እዚ ኣብ ምስሊ እንርእዮ ዘለና ማሃይምነት ንምጥፋእ ዝስራሕ መሰረተ ልምዓት እንታይ ይባሃል?

ደቂ ሰባት መልእኽቶም ንምምሕልላፍ ዝተፈላላዩ መንገዲ ይጥቀሙ እዮም። ካብ ኣቶም ሓደ ዝኾነ እዚ ኣብ ምስል እትርኢዎ ዘለኹም መልእኽትኻ ንምሕላፍ ንጥቀመሉ እንታይ ዓይነት እዩ?

ኣብዚ ሕዚ እዋን ዝተፈላለዩ ዘመናዊ መሳርሒ ሙዚቃታት ዘለው እንትኾኑ ካብኣቶም ሓደ ዝኾነ ኣብዚ ምስሊ እዙይ እትርእይዎ ዘለኹም ዘመናዊ መዚቃ መሳርሒ ሽሙ እንታይ ይባሃል?

ደቂ ሰባት መዓሪጎም ንኽረአዩ ኣብ ክሳዱ ምኹኑ ኣብ ስተፈላለይ ኣካላቶ ስተፈላለዩ መጋይጺ ካብ ወርቂ ኢኹን ካብ ዝተፈላለይ ኣርቲፊሻል ነገራት ዝተሠርሑ ይጥቀሙ እዮም።

መጕዓስቲ ዘመናዊ ባህላውን ተብሂሎ ማኣክልተ እንትምቀሉ ኣብ ባህላዊ መጕዓስቲ ኣድጊ ብዓብዛኃ ኣብ ገጠር ከባቢ ን ሽኽሚ መጕዓ እዙ ይትቀምሉ።

ኢትዮጵያ ዝተፈላለይ ወናኔት በሃለን ጥበብን እያ ኣብ ኢትኦጴያ ብናኣብ ዝፍትላሕሊ እዋን ከም ልሙድ ተብሂሎም ዘወጸሩ ወይከዓብ ባህሊ ተብሂሎም ዘወጸሩ እዝተፈላለይ ቊርስብና ንጥቀም ኢና ንኣብነት ከም ዕምበባ ቆሎን ሓምባሻን እዮም::

ኣብ ኢትዮጰያ ዝተፈላለየ ጥበብን ታሪካዊን ቦታ ዘለዋ እንትኮኑ ካብ ኣቶም ሓደ ዝኮነ እዚ ኣብ ምስሊ ትርእዎም ዘለኩም ታሪካዊ ሓወልቲ ኣብይ ከባቢ ይርከብ?

ኣብ ጋንታ ኩዕሶ እግሪ ኢትዮጰያ እዘን ጋንታታት ዝተፈላለዩ ናይ ባዕለን ዝኾነ መፍላይ ኣርማ ዝጥቀማ እትኾና እዞም እትሪኢዎም ዘለኹም ሰባት ጌሮሞ ዘለው ብጫ ዝሕብሩ መፍላይ ኣርማ ናይ ኣየናይ ኩዕሶ እግሪ ኢትዮጰያ እዩ ?

ህፃውንቲ ቆልዑ ዝተፈላለዩ ፀወታ ዝፃወቱ እንትኾኑ ካብቶም ሓደ ዝኾነ እዚ ኣብ ምስሊ ትሪኣዎ ዘለኩም ኣካላትካ እናተንቀሳቀስካ ዝግበር ጸወታ እንታይ ይበሃል ?

አብ ኢትዮጲያ ዝተፈላለዩ ሃይማኖታውን ባህላውን ክብረ በዓላት ዝባዓሉ እንትኾኑ፤ ካብአቶም ሓደ ዝኾነ አብ እዚ ምስሊ እዚ ንሪኦ ዘለና ክብረ በዓል እንታይ ዓይነት ክብረ በዓል እዩ?

አብ ኢትዮጵያ ታሪኻዊ ቦታ ተባሂሉ ዝፅዋዕ ከተማ ኣክሱም እትርከብ ናይ ኦርቶዶክስ ሃይማኖት ቤተክርስትያን ዝኾነት እዛ ምስሊ ናይ ኣየናይ ቤተኽርስትያን እያ?

ኣብ እትዮጵያ ዝተፈላለዩ ዓይነት መሰረተ ልምዓታት ዝስርሑ አለው። ካብኣቶም ሓደ ዝኮነ እዚ ኣብ ምስሊ ትሪእዎ ዘለኩም ኣበይ ከባቢ ይርከብ?

ኣብ ኢቲዮጽያ ዝተፈላለዩ ባህላዊ መጋየጽትታት ኣለዉ። መብዛሕቲኡ ጊዜ ኣብ ክልል ኣምሓራን ፣ ኣብ ክልል ትግራይን እንጥቀመሎም መጋየጽትታት ዝኾኑ እዞምትርእይዎም ዘለኹም ካብ ዝተፈላለዩ ክርታትን ላኻታትን ዝስርሑ እዮም።

ዝተፈላለያ ዓድታት ዝተፈላለዩ መፍለይ ባንዴራ ኣለዎ። ካብኣቶም ሓደ ዝኮነ እዙይ ኣብ ምስሊ እንርእዮ ዘለና መፍለይ ባንዴራ ናይ ኣየናይ ዓዲ መፍለይ እዩ?

አብ ዓድና ኢትጲያ ዝተፈላለዩ ባህላዊ ዓለባታት ዝኽደኑ እንትኾኑ ካብኣቶም ሓደ ዝኾነ እዚ አብ መስሊ እተሪኢዎ ዘለኹም ናይ አየናይ ከባቢ ባህላዊ ዓለባ ዓዲ እዩ?

ደቂ ሰባት ዛንታ ንክፈልጡ ተባሃይሉ ኮዩኑ ዝተፈላለየ መፅሓፍት ዝፃሓፍ እንትኾኑ ካባኣቶሞ ሓደ ዛንታ ኤርትራ ፃሓፊኣ መን ይባሃል?

ኣብ ኢትዮጵያ ካብ ዘለዋ ሃይማኖታት ዝተፈላለዩ ናይ ባዕለን ዝኮነ መፅሓፍቲ ዘለዎን እንትኮና ካብኣቶም ሓደ ዝኮነ እዚ ኣብ ምሰሊ እትርእይዎ ዘለኩም መፅሓፍ ናይ ኣየናይ ሃይማኖት መፅሓፈ እዩ?

ኣብ ዓድና ዝተፈላለየ ዓይነት ባህላዊ ቁናኖ ኣለው። ካብኣቶም ሓደ ዝኮነ እዙይ ኣብ ምሰሊ እንርእዮ ዘለና ባህላዊ ቁናኖ ኣብ ምንታይ ከባቢ ይዝውተር?

ኢትጴያ ዝበዝኅ ሕዝባ ዝጥቀምሉ ዓይነት ዘመናዊ መጕዓእዙ እዩ ተሽከርካሪ ተሽከርካር ኣብ ኢትብያ ካብ ከተማ ናብ ከተማ ዝተፈላለዩ ሰባት ይኾኑ ጽዕነት ነገራት ዘጕዓእኔ ዘልና እዩ::

ቤት ብልዑ ል መስተን ካብቶም ዓይነታት ምግዲ ዘፈራት ሓደዩ ኣብ ቤት ብልዑ ል መስተን ዝሸየጡ ነገራት ከምቡን ሻሂ ዝተፈላልዮን እዩም።

ካብ እንስኽቲሓደ ዝኾነ ኣድጊ ኣብ ገጠራት ማኅበረ ሰብ ዓብዙሓ ንዝተፈላለዩ ኣገልግሎት ዝጣመና እንተኸዉን ከም ማይ መምጺኢ ንዝተፈላለዩ ሸኽምታት ዘሽከመልና ዓይነት እንስሳ እዩ።

ደቂኣንስትዮ ጸቢቐን ኽረአያ እስተፈላለዩ መጋይጻት ጥቀማ እየን ንኣብነት ኣብ ካባቢ እዝነን ኣብ ካባቢ ኣፍንጨን እስተፈላለዩ መጋይጺ ጥቀማ እየን::

ኣልኮላዊ መስተ ወይኒ ዕድሚኦም ክብ ዓሠርሰሙንተ ብላዕሊ ዝኾኑ ዝጥቀምዋ ምዓይት መስተአን ትኸውል ኣልኮላው መስተ ወይኒ ኣብ ዝተፈላለይ ሁቴላትን መስተ ቤታትን ትሽየጡ እዮም።

ባናና ኣብ ወዲ ሰብ ጥዕና ዝተፈላለየ ጥቅሚ ዘለዎ እንተኾን ባናና ንጥዕና ልቢ ዓብ ምንጭ ፖታሽዮም ኮይኑ ሳላ ተፈጥራዊ ሽኰሩ ቕልጡፍ ፀዓት ዝህብ እዩ ብተወሳኺ ኣብ ምሕቓቕ ምግቢ ዘሕግዝጥዕና መዓንጣ ዘደንፍዕ ፋይበር ዝኃዘ እዩ::

ኤርትራዊያን ደረፍቲ ካብ ዝኮና ሓቲ ፃሃይቱ ባራኪ እንትከዉን ፃሃይቱ ባራኪ ብዝተፋላለዩ ሰራሓታ እትፍለጥ ግንንቲ ህብብቲ ሙዝቀኛ ዝነበረት እትከዉን ፃሃቱ ባራኪ ማዓዝ ዓ/ም ሞይታ?

ኣብ ዝሐዚ እእዋን ዝተፈላለዩ ዘመናዊ መጕዓ እዙይ ዘለዉ እንተኾኑ ካብዛትርእይዋ ዘለኹም ፃዕዳ ነፋሬት ብጐና ዘላ ዘመናዊት መጕዓዜት እንታይ ዓይነት መጕጕዓዜት እያ።

እንዳ ብልዕን መስተን ሓደ ካብቶም ንግዲ ዓይነታት ሓደ እንትኸውን እዚ ንሪኦ ዘለና ቤት ብልዒ ብምንታይ ተሓፂሩ ይርከብ?

ኣብ ዓበይቲ ድኳናት እስተፈላለይ ኣቝሑ ዝ ሽየጡ እንተኾኑ ፤ካብኣቶም ሓደ ዝኾነ ልሽሉስ መስተ እዩ ።እዞም ንርእኦም ዘለና ልሽሉስ መስተ ከም ኮካ ፋንታ ስጵራይትን እዮም።

ተሽከርካሪ ንወዲሰብ ንስራሕ ኣሳልጦ ይኹን ንዝተፈላለዩ ነገራት ኣዝዩ ኣገዳሲ እንትኸውን ካብ ተሽከርከርቲ መጓዓዚ ዝኾነ ኣምቡላንስ ዝበዝሕ ግዜ ኣብ ምንታይ ይጠቕመና?

ኣብ ዝኅ ዘዋን እስተፈላለይ ዘመናብ መጕዓ ዘለዉ እንተኾኑ ካብቶም ዘመናዊ መጕዓ እዝሓደ ዝኾኑ ተሽከርካር እዩ እዞም ንርእዮም ዘለና ናይ ወታደራዊ ኅብሪ ዘለም ተሽከርከርቲ ስተፈላለይ ዕጥቅን ስንቅን ዘጐዓ ዙልና እዮም።

ኣብ ጥዕና ወዲ ሰብ ኣኅምልትን ፍረምረን ልዑ ል እጃም ዘሎዉ እንተኾኑ ካብ ኣኅምልትን ፍረምረን ተውሔሎም ዝጥቀሱ ንኣብነት ከም እንቋቕሖ ተኽሊ ዝኩኒ ሓምድ ፍዮርን ተጠቀስተ ኣኅምልቲ እዮም።

ወድሰብ ዝተፈላለዩ ዝስተ ነገራት ዝሰቲ እንትኸውን ካብአቶም ሓደ ዝኮነ እዚ አብ ምስሊ ትሪእዎ ዘለኹም መስተ እንታይ ዓይነት መስተ እዩ?

ኣብ ዓድና ኢትዮጵያ ዝተፈላለዩ ሰብ ታሪኽ ሰባት ዝነበርዋ እንትኾኑ ካብኣቶም ሓደ ዝኾነ እዚ ኣብ ምስሊ ትርእይዎም ዘለኹም ራእሲ ኣሉላ ኣባ ነጋ ኣበየናይ ዓውደ ውግእ ተሳቲፉ ነይሩ?

ኣብ ኢትዮጵያ ዝርከባ ደቂ ኣንስትዮ ፀቢቐን ንክርኣያ ዝተፈላለዩ ነገራት ይጥቀማ እየን። ካብኣቶም ሓደ ዝኮነ እዙይ ኣብ ምስሊ እትርእይዎ ዘለኩም መፀበቒ ሽሙ እንታይ ይብሃል?

ደቂ አንስትዮ ወይ ከዓ ዓበይቲ ወለዲ ዝተፈላለዩ መጋየፂ ዝጥቀማ እንትኾና፤ አብ እዚ ምስሊ እትሪእዎ ዘለኹም መጋየፂ ዝጠቀማ ኣበየናይ ከባቢ ኢትዮጵያ እዩ?

ኢቲዮጴያ ዝበዝሕ ሕዝባ ብኅርሻ ዝመኃደር እንትኸውን ኢቴጴያ ካብ ቶፍሬም ሕርሻዊ ምህርትታት ከም ሥገም ሥርናይ ምሸላ ዝጥቀሱ እዮ።

ኣኅምልትን ፍረምረን ኣብ ወዲ ሰብ ጠና ልዑል እጃም ኣለዉ ።ወዲ ሰብ ካብ ዝጥቀመሎም ኣኅምልትን ፍረምረን ዝኾኑ ከም ድንሽ ቀይሕ ሽጉርቲ ፃዕዳ ሽጉርቲ ኣራንሽ ዘይትሁን ወዘተ እዮም።

ኣብ ዓድና ኢትዮጵያ ዝተፈላለዩ ባህላዊ ክዳውንቲ ዘለዉ እንትኾኑ ካብኣቶም ሓደ ዝኾነ እዚ ኣብ ምስሊ ትሪእዎ ዘለኹም ባህላዊ ክዳን ኣበየናይ ከባቢ ይዝውተር?

ምብዛሕ ኣልኮላዊ መስተ ንጥዕና ጎዳኢ እንትኸውን ካብ ኣልኮላዊ መስተታት ሓደ ኣረቂ አዩ። ኣረቂ ካብምንታይ ይስራሕ?

ቡን ካብ ትኽሊ ቡን በቲኽና ካብ መቕላዊ ጀሚርካክሳብ ምፍላሕ ኸይዱ ዘለዉ እንትኸውን ቡን ኣብ ዓለም ይኹኑ ኣብ ኤቲጴያ ብዙኃት ሰተይቲ ቡን ኣለዉ::

ክብረ ባዓልናንኽደምቕ ዝተፈላለይ መጋይጺ ንጥቀም እንትኸውን ኣብዞም መኪናን ርእዮም ዝለና መጋይጽታት ከም ዓምበባ ጨርቅን እዝተፈላለይ ፍየርታትን እዮም::

ሕጊ ኣኽበርቲ ኣብ ዝተፈላለዩ ሕጊ ኣብ ዝጠሓሰሎም ጊዜያት ሕጊ ዘኽብሩ እንተኾኑ ካብ ሕጊ ኣኽበርት ተባሂሎም ዝጥቀሱ ትራፊኽ ሓደ እዩ ትራፊቅ ገናኅቲ መኪና ኣብ ዝጋገ ኢሉ ጊዜ ሕግንደንበን ክኽበር ዝገብር እዩ::

አብ ኦርቶዶክስ ሃይማኖት ዝተፈላለዩ ናይ ባዕላ ገዳማት ዘለዋ እንትኮኑ እዚ ንሪኦ ዘለና ገዳም ደብረ ዳሞ አብ ትግራይ አበየናይ ዞባ ይርከብ?

ከም ዝፍለጥ ኣብ ዝተፋላለዩ ዓድታት ናይ ባዕለን ዝኾነ ባንዴራ ኣለወን ።ኣብዚ ምስሊ እዚ ንሪኦ ዘለና ባንዴራ ናይ ኣየናይ ዓዲ ዝነበረ እዩ? ኣብ ናይ መን ኣገዛዝኣ ስርዓት ዝነበረ እዩ?

ምምቃብ ኣኅምልት ም ፍረምረን ንወዲ ሰብ ኣብ ጥዕ ኖም ኣዚዮም ኣድለይት እንተኾኑ ከም ኣራንሽ ማንጎ ኣበካዶ ባናናን ተጠቀስቲ እዮም።

ሥራሕትን ሕርሻን ግብርናን ውፂት ኣኅምልትን ፍረምረን ዝምኑ እንተኾኑ ከም ሠላጣ ቆስጣን ዝበሉ ተጠቀስቲ ውፂት ሕርሻን ግብርናን እዮም::

ጠረቤዛ ይኹን ከፍ መበሊ ኣብ ሥራሕቲ ቢሮና ዝተፈላሊጥቅምታት ዘህበና እንትኸውን ከም ወረቀት መቅማጥን ዝተፈላለይ ኣገልግሎት ክንህበሎም ይጠ ቅመና ::

ወዲ ሰብ ንምምባር መጽለሊ ዘድልየ ንትኸውን ኣብዝኃ ዝዋን ካብ ዘለዉ ዘመናዊ ገዛውቲ ንምሥራሕ እንጥቀመሎም ከም ኃጺን ስምንቶን ዝተፈላለዩ ሥራሕ ተጠቒምና ዘመናዊ ገዛ ንሓንጽ::

ኣብ ዓድና ዝተፈላለዩ ዓይነት ሃይማኖት ኣለዉ:: ካብኣቶም ሓደ ዝኮነ እዚ ኣብ ምስሊ ንሪኦ ዘለና ስርዓት ሃይማኖት እንታይ ይበሃል?

ፖሊስ ሕጊ ኣኽባሪ እንትኸውን ካብ ጥቕዓት ክኸላኸለልና ወይከዓ ጥቓት እንትበጽሐና እቲ ጥቓት ዘብጽሐልና ሰብ ናብ ሕጊ ኽቐርብ ዝሕግዘና ሕጊ ኣኽባር እዩ።

ኣኅምልትን ፍረምረን ኣብ ወዱ ሰብጠና ልዕል ዝኾነ ኣስተዋጸው ኣለዉ ካብ ፍረምረ ተብሂሎም ዝፍለጡ ንኣብነት ከምፋጳየ ባናና ኣበካዶ ማንጎ ተጠቀስቲ እዮም::

ኣብ ኢትዮጵያ መብዛሕትኡ ሕብረተሰብና ዝመሓደረሉ ሕርሻ እንትኸውን ኣብዚ ምስሊ ትሪእዎ ዘለኹም ውፅኢት ሕርሻ ሽሙ እንታይ ይበሃል?

ደቂ አንስትዮ ፀቢቐን ንኽረአያ ይኹን ወይ ከዓ ንፀጉረን ምቾት ዝተፈላለየ ዓይነት ፀጉሪ አሰራርሓ ይስርሓ እየን፡፡ እዚ እትሪኢዎ ዘለኩም ፀጉሪ አሰራርሓ እንታይ ዓይነት እዩ?

ድምጻዊ ሰለሙን ኹና ኣምላኽ ካብቶም ኣብ ትግራይ ሙዚቃ ጽቡቕ እጃም ዘወህፈዮ ሓደ እዩ ድምጻዊ ሰለሙኒ ኩና ኣምላኽ ካብቶም ዝፍለጥ ለም ሥራሕእቶም ድርፍታቶም ከም ለሚነይ ዘይበልክኔየለን ዝብል ዝተፈላለይ ሥራሕቱ ዝፍለጥ ለራፊ ትግርኛ እዩ::

ደቂ ሰባት ኣብ ዝተፈላለዩ ዓውደ ስረሖም ካብ ሓደ ካብቲ ሓደ ንክፋላለዩ ዝተፈላለዩ ይጥቀሙ። ካባቶም ሓደ ዝኮነ እዚ ኣብ ምስሊ እትሪኢዎ ዘለኩም መፍለይ እንታይ ይባሃል?

ኣብ ዓበይቲ መሸጢ ኣቑሑታት ዝተፈላለዩ ኣቑሑታት ዝሽየጡ እንትኾኑ እዚ ኣብ ፃዕዳ ጎማ እትሪእዎ ዘለኹም ዕሹግ ኣቕሓ ሽሙ እንታይ ይባሃል?

ኣብ ከይዲ ምምሃር ዝተፈላለዩ መምሃሪ መሳረሕታት ንጥቀም እንትኸውን ካብኣቶም ሓደ ዝኾነ እዙይ ኣብ ምስሊ እትርእይዎ ዘለኹም መሳርሒ ምምሃር ምስትምሃር ሽሙ እንታይ ይባሃል?

ኣብ ንግዲ ዓለም ዝተፈላለዩ ኣቕሑ ዝሽየጡ እንትኾኑ ኣብዚ ንዕዘቦ ዘለና ምስሊ ሰማያዊ ሕብሪ ዘለዎ ደረራቡ ዝተቐመጠ ኣቕሓ እንታይ ይባሃል? ንምንታይ ጥቕሚ ኸ ይውዕል?

ፅላል ዝተፈላለይ ጥቕምታት ይህበና ንኣብነት ኣብፀሓይ ኣብ ዝኾነሉ ዂነታት ጽላል ብምጥቃም ካብ ፀሓይ ምከለኸል ንኽእል ኢና ማይ ኣብዝወቕዕሉ ጊዜያት ከዓ እቲ ጽላል ብምጥቃም እቲ ማይ ኣብ ነፍስና ካይዓርከያርፍ ይከለኸለልና::

አብ ዝተፈላለዩ ዓድታት ናይ ባዕለን ዝኾነ መፍለይ ባንዴራ አለዎን፡፡ እዚ አብ ምስሊ እትሪኢዎ ዘለኹም መፈለይ ባንዴራ ናይ አየናይ ዓድ ዝነበረ እዩ? አብ ናይ መን አገዛዛአ ስርዓት ኸ ነይሩ?

ኣብ ዓበይቲ መሸጢ ኣቑሑታት ዝተፈላለዩ ኣቑሑት ዝሽየጡ እንትኾኑ እዚ ኣብ ልዕሊ ፃዕዳ ጎማ ዘሎ ኣቕሓ እንታይ እዩ> ንምታይ ኣገልግሎት ከ ይውዕል?

ወዲ ሰብ ንምንባር መጽለል ዘድል እንትኸውን ኣብ ኢትዮጵያ ኣብ ዝተፈላለይ ኸባዊ ዝተፈላለይ ዓይነት መንበርካት ይሥርሑ እዮም ብጐጀ መድጋዕ ዓይነት ሥርኁ መጽለሊ ኣብ ከባዊ ደቡብ ኢትጵያ ዝሥርኁ እዮም::

ኣብ ትግራይ ዝተፈላለዩ ባህላዊ ቁናኖታት ዘለው እንትኾኑ እዞም ባህላዊ ቁኖታት ንደቂ ኣንስትዮ ትግራይ ኣዝየን ፀቢቐንን ማዕሪገንን ንኽረአያ ዝገብሩ እንትኾኑ እዛ ትሪእዋ ዘለኹም ሰበይቲ እንታይ ዓይነት ባህላዊ ቁናኖ ተቆኒና ኣላ?

ኣብ ዓበይቲ መሸጢ ኣቑሑታት ዝተፈላለዩ ንወዲሰብ ጠቐምቲ እዮም ተባሂሎም ዝተሓሰቡ ዝሽየጡ እንትኾኑ ካብዞም ንሪኦም ዘለና ኣቑሑታት ንዝተፈላለዩ ነብሳት መቕተሊ እንጥቀመሎም ኣየናይ እዩ?

መሰረተ ልምዓት ንሓንቲ ዓዲ ይኩን ንህዝባ ካብቶም ኣድለይቲ ሓደ እዩ። እዙይ እንርእዮ ዘለና መሰረተ ልምዓት እንታይ ዓይነት መሰረተ ልምዓት እዩ?

ስራሕቲ ኤሌትሮኒክስ ኣብዚ ሐዚ እዋን ጽቡቕ ዝኾነ ግልጋሎት ዝህቡና ዘለዉ እንተኾኑ ካብኣቶም ሓደ ዝኾነ መጻረይ ማይ ፅሩይ ዝኾነ ማይ ንኽምሰቲ ይገብረና።

መሠረተ ልምዓት ንሓንቲ ዓዲ ይኹ ንሓንቲ ኸተማ ስቶ ዝኾነ መልከዕ ክህልዋ ዝገብር እንትኸውን ካብ መሠረተ ልምዓት ሓደ ዝኾነ መንገዲ እዩ። እዙይ ንርእዮ ዘለና መንገዲ ናይብሽክሊት ኣብ ኣዲስኣበባ ዝርከብ እዩ።

ህፃውንቲ ንክመሃሩ ዝተፈላለዩ ሓገዝቲ መፃሕፍቲ ዘድልዩዎም እንትኾኑ እዚ ንሪኦ ዘለና ሓጋዚ መፅሓፍ ዝተፈላለዩ ምልክታት እንስሳ ይኹን ካልኦት ፅሑፋት ዘለዉዎ እንትኾኑ እዚ ፊደል ዝብል ፅሑፍ ቀፂሉ ዘሎ እንስሳ እንታይ እዩ?

ኣብ ሕሉፍ ብረታዊ ቃልሲ ዝተፈላለዩ ግደ ዝነበሮ ዮውሃን ወይ ከዓ ብቅፅል ስሙ ወዲ መዲድ ኣብዚ ሕዚ እዋን ናይ አየናን አርሚ አዛዚ እዩ?

ኣብ ኢትዮጵያ ዝተፈላለዩ ባህላዊ መስተታት ዘለዉ እንትኾኑ ካብኣቶም ሓደ ዝኾነ ኣብዚ ምስሊ እዚ እንርእዮ ዘለና ባህላዊ መስተ ሽሙ እንታይ ይብሃል?

ሥራሕቲ ሕንጻ ምስ ተዛዘሙ ንስተፈራለይ ጠምታት ዘውዕሉ እንተኾኑ እዝ ንርእዮ ዘለና ሕንፃ ናይ ኃይማኖት ኦርተዶኩስ ዝገልጽ ዓይነት ሕንፃ እዩ።

መሠረተ ልምዓት ዓብ ሓንቲ ዓዲ ኣዚዩ ኣድላይ እናኾነ ይመጽእ ኣሎ ፋብሪካ ዓለባ ኣልመዳ ካብቶም ንብዙኃት ሰባት ሥራሕ እድል ዘፈጠሩ መሠረተ ልምዓት ንትኸውን ኣብ ትግራይ ኣበየናይ ዞባ ይርከብ?

ቡን ሰባት ካብቶም አዘውቲሪም ካብ ዝጥቀምሉም ውዕይ መስተታተ ሓደ እዩ። ቡን ምስ ፈልሐ ንሰባት ንክንህቦም እንጥቀመሎም መትሓዚ እንታይ ይበሃል?

ኣብ ዓድና ኢትዮጵያ ዝተፈላለየ እምነት ዘለዋ እንትትኮኑ ነዓዓቶም ዝገልፅ ዝተፈላለየ መፅሓፍቲ ኣለው። ካብኣቶም ሓደ ዝኮነ እዙይ መፅሓፍ እንታይ ይብሃል?

መሠረተ ልምዓት ንሓንቲ ዓዲ ጠቐምቲ እንተኾኑ ካብ መሠረተ ልምዓት ምእንጽራኽ መንገዲ ሓደ እንትኸውን ጥዑ መንገዲ እንተሃልዩ ደቂ ሳባት ይኹኑ መኻይን ብዘይምነም ገልካዕታዕ ኸጕዓዙ ይገብር::